እዛ መጕዕእዙ እዚኣ ገርድ ባል ሓብረ ሰብና ኽውሓደ ቦታ ናብ ካሊቦታን መጕዓ ዘቝሑ ዘትቀመላ መጕእዚኣያ እዩ።

ግብረት በህልናይ ብጥኣሚ ደስባልዩ ሰባት ነዘም ዓይቲ ነዘምሽማግሊ ጋሮም ሓዚቦም ክሙን ካልሲ ብዓሎም እቲምተኸነ ኺኖሜም ኂዘሙም ዘኔዉ እብዙ ብጥዕሚ ዓበይቲ ዓዲ ኽምውን ቀሻውሽቲ ዘተሐሱ ለዘኒ ብጥዕሚ ደ ሲልኒ ኣነኸም ዲኣይኒ ሥራሕ ንኽሠርሕ ጕዱስ እያ።